ገዛ ማለት ንወዲሰብ ካብ ዘደልይዎ መሰረታዊ ነገራት ሓደ እዩ። ወዲሰብ ኣብ ስራሕ ውዒሉ ደኺሙ ክድቅስ ስለዝደሊ ገዛ ከዓ የድልዮ ማለት እዩ።

መፋለጢእንብሎ ብካሊእ ኣባሃህላ ስራሕቲ ምልላይ ንብሎ ስራሕቲ ምልላይ ማለት ዝኮነ ይኩን ነገር እተላልየሉ ማለት እዩ፡፡ ንኣብነት ከም ክዳውንቲ፣ ቤት ምግቢ ቤት መስተን ዝኣምሰሉ ።

መስተታት ብዓይነታት ዝተፈላለዩ እንትኮኑ ናይ ሓንቲ ዓዲ ባህሊ መግለጺ እውን እናኾኑ ከገልግሉ ዝኽእሉ እዮም። መስተታት ብ ካሊእ መዳይ አዉን ከም መዘናግዒ አዉን ክንጥቀመሉ ንክእል ኢና።

ሕብረተሰብን ስድራ ማለት ሕብረተሰብ ማለት አቡ ሓደ ኸባቢ ተኣኪቡ ዝነብር ሰብ ማለት እዬ። ሰድራ ማለት ኸዓ ከም ኣቦ፣ ኣዶ ፣ ሓው ሐፍቲ ዘጠቃለለ እዪ።

ኣርቲክቸር ማለት ሓደ ህንፃ ካብ መሰረቱ ክሳብ መወዳእትኡ ዘሎ ናይ ስራሕ ፍፃመ ኣብ ወረቐት ወይም ብስእሊ እንትግለፅ ህንፃ ስራሕ ማለት ከኣ ኣብ ባይታ ወሪድካ ብተግባር ዘሎ ስራሕ እዩ፡፡